እዙይ ሓደ ኻፍቶም ባህላዊ መሣርሒ ኾይኑ ሰባት ቡና ንምውቃጥ ወይካዓ ካልኦትእ ቅመማት ንምውቃአ ንጥቀመሉ ባህላዊ መሣርሒ እዩ።

እዞም ምህርትታት እዚኦም ኣብ ዕዳጋ ወፂእና ወይ ድማ ኣብ ድኳናት ኬድና ንምግብነት ንምጥቃም እንገዝኦም ዝተፈላለዩ ዓይነታት ምህርቲ እዮም።

እዚ ሰባት ሓንጎሎም ንምሕዳስ ፣ ዕረፍቲ ንምውሳድ፣ ግዜኦም ንምሕላፍ ዝጥቀምሉ ሓደ ካብቶም ናይ ዓይነታት ቁማር መጫወቲ እዩ፡፡

ኣብዚ ቦታ ደቂ ሰባት ካብ ዘለዎም ሰዓት ብተወሳኺ ጭንቀቶሞ ንምንጋፍ ሓንጎሎም ንምሕዳስ ዝጥቀሙሎም ናይ መአናግዒ ቦታ ወይ ድማ ናይ ዕረፍቲ ቦታ ይከውን።

ቤት ትምህርቲ ሓደ ካብቶም መሰረታው ልምዓት ሓደ ኮይኑ ተምሃሮ ዝምሃሩሉ ተማሂሮም ፍልጠት ዝቀስሙሉ ፍልጠት ዘዕብይሉ ሓደ ትካል ወይ ድማ ሓደ መሰረታዊ ልምዓት እዩ።

ደርፍታታት ካፍቶም ብጥበብ ተሃኒፆም ናብ መድረኽ ዝወፅኡ ኮይኖም ሓደ ናይ ሰብ ስምዒት ዝገልፁ ከምኡ እዉን ናይ ሰባት መነባብርኦም ከመይ ከም ዘሎን ከመይ ከ ዝነበረን ንምግላፅ ዝጥቀምሉ ሓደ ናይ ጥበብ መሳርሕታት እዮም።

እዚ መብዛሕቲአን ደቂ ኣንስትዮ ንመመላኽዒ ዝጥቀማሉ መሳርሒ እዩ። ማለት ካብቲ ዘለወን መልክዕ ተወሳኺ ፍልይ ኢለን ንኽረአያ ወይ ድማ ምልክዕ ንምባል ተባሂሉ ዝቐርብ መሳርሒ ይኸውን።

እዚ መብዛሕትኡ ኣብ ከባቢታት ገጠር ኮይኑ ደቂ ሰባት ካብ ከባቢኦም ተወሰነ ርሕቐት ከይዶም ከብ ፍልፍል ማይ ክኮን ይክእል ወይ ድማ ካብ ዒላ መነባብርኦም ንምጥቃም ኢሎም ዘምፅእሉ ከይዲ ይኸውን፡፡

እዚ ቦታ እዙይ ሓረስታይ መሬቱ ሓሪሱ ኣልሚዑ፣ ኣለሳሊሱ እክሊ ዝረክበሉ ምህርቲ ዝሓፍሰሉ ሓደ ካብቶም ናይ ሕርሻ ቦታ እዩ።

እዚ ሰባት ባህሎም ንምፍላጥ መንነቶም ንምግላፅ ዝገብርዎ ሓደ ካብቶም ዓይነታት ባህልታት ዝበሃሉ ትልሂት፣ ሁራ መግለፂ እዩ።

እዚ ካፍቶም ኣድለይቲ ዝበሃሉ መሣርሕታት ማለት እውን መሬት ኩዕትካ ዝግበርእዩ።

እዚ ሓደ ካብቶም ዓይነታት ባህላዊ ምግብታት ዝባሃሉ ሓደ ኮይኑ መብዛሕትኡ ድማ ኣብ ዝሓረሰት ጓል ኣንስተይቲ ወይ ድማ ኣብ እንዳሓራስ ዝርከበሉ እዩ፡፡